ብዙሓት ተሞሃሮ ትምህርቲ ይመሃሩ ኣለዉ ወንበሮም ቀይሕ ሕብሪ ዝተቀበአ እዩ ብላክ ቦርድ እውን ብፀሊም ሕብሪ እዩ። ክንደይ ክፍሊ ተመሃሮ እዮም ?